ናይ ገዛን በረካን እንሰሳታት ማለት ብሓፈሻ ኩሎም ዓይነታት እንሰሳ ኮይኖም ናይ በረካ ማለት እንሰሳ ዘገዳም ማለት እዩ። ማለት ኣብ በረካ ዝነብሩ ምስ ወድሰብ ዘይተላመዱ ማለት እዮም። ናይገዛ ማለት ከዓ ንወድሰብ እናገልገሉ ዝነብሩ ዓይነት እንሰሳ እዩ።

ናይ ገዛን በረካን እንስሳት ማለት ከም ዝፍለጥ ናይ ገዛ ማለት ምስ ደቂ ሳባት ተላሚዶም ንደቂ ሳባት እናገልገሉ ዝርከቡ ዓይነታት እንስስት እዮም፡፡ ናይ በረካ እንስሳት ማለት ካኣ እንስሳ ዘገዳም ኮይኖም ምስ ደቂ ሰባተ ዘይተላመዱ ኣብ በረካ ዝነብሩ ዓይነት እንስሳ እዮም፡፡